እዚ እትርኢይዎ ዘለኩም ምስሊ ተመን ይበሃል ብጣዐሚ ሓደገኛ ዝኮነ ተሰሓቢ እንስሳ እዩ ንሰባት እውን ሓይለኛ ዝኮነ ፀገም ካብፅሕ ዝክእል ዓይነት እንሰሳ እዩ።

እዚ እትሪኢዎ ዘለኩም ከዓ ናይ ኦርቶዶክሳዊት ተዋህዶ ሃይማኖታዊ ናይ በዓል ክብሪ ኽብረ በዓል ኣካባብራ እዩ። ሰባት ተዓጂቦም ናይ ሃይማኖታዊ ልባሳት ለቢሶም ዛክብሩሉ ዘለዉ እዩ።

እዚ እትሪእዎ ዘለኩም ምስሊ ከዓ አልቧሶ ይበሃል። ናይ ባህላዊ ዓይነት ናይ ደቂ ኣንስትዮ ቍኖ እዩ። እና አጓላት ብበዝሒ አብ ትግራይ ዝቍነንኦ ዓይነት ቍኖ እዩ። ባህላዊ ቍኖ ይበሃል።

እዚ እትሪእዎ ዘለኹም ኣብ ጎደና ፅርግያ ንእስ ዝበለ እንዳሻሃ ቤት ወይ ከዓ ምግብቤት ብናይ ሻሞቦቆ ዕንፀይቲ ሽፉን ዘለዎ ዝተሰርሐ ናይ ፅርግያ መንገዲ እንዳ ምግቢ ቤት እዩ።

እዚ ትሪእዎ ዘለኩም ከዓ አብ ድምፂ ወያነ ቃለ-መሕተት እናተገበረላ፤ ድምፂ ወያነ ናይ ዜና ሰዓት ቃለ መሕተት ይግበረሉ አሎ፡፡ ናይ ዩኒቨርሲታት ከዓ ናይ ትግራይ ፀገም ክሪኣ ከም ዘለወን ብምግላፅ ሓሳቡ ይገልፅ ኣሎ፡፡

እዚ እትሪእዎ ዘለኩም ጎቦታት እንትከውን ተክልታት ዘለዎ ናይ ኣንበሳ ምስሊ ከምኡውን ናይ ኣንበሳ ምስሊ ዝረኣየሉ ዘሎ ጎቦ እዩ ኣብ ጥቅኡ እውን ተክልታት ኣለዎ፡፡

አዚ ዝራኣየና ዘሎ ምስሊ ከኣ ዙረያ ዘገበራ ፃዕዳ ዙርያ ዝገበሩ ጓልን ወድን መርዓ ዝገበሩ ኣብ ኢዳ ከኣ ቀለበት ዝገበረት ጓል ኣንስተይቲ ምስ ሰብኣያ ይራኣዩ ኣሎ::

እዚ ትርእይዎ ዘለኹም ምስሊ ኽዓ ጎዳና ኮይኑ ሰብ ዝንቀሳቀሰሉ ስራሕቲ እዉን ተኸፊቶሙሉ ዝንኤዉን ናይ ጎዳና መንቀሳቐሲ ከተማ እዩ ዝንኤ ሹቕ ከም ብዓል ሹቕ ፣ ምግብ ቤት መስተ ዘለዎ ጎዳና እዩ።

እዚ ኣብ ምስሊ ትሪእይዎ ዘለኩም ባህላዊ ናይ ምግቢ ቤት ቦታ እዩ ዝንሄ ሰባት ብ በዝሒ ዝጥቀምሉ ባህላዊ ናይ ኢትዮጵያ ምግቢ ቤት እዩ ዝንሄ ኣብ ጎደና ጥቃ ዝንሄ ናይ ባህላዊ ምግቢ ቤት እዩ::

እዚ እትሪኢዎ ዘለኩም ምስሊ ብ ገመድ ዝተወጠረ ዕኑቒ ዕኑቒ ዘለዎ ዓይነት መጋየፂ ኣዩ ዝንኤ። አብ ርእሲኡ ድማ ዕኑቒ ዕኑቒ እንኤ። ዓይነት መጋየፂ ብምስማር ዝተወጠረ ዓይነት መጋየፂ እዝኒ ።

እዛ ትርእይዋ ዘለኹም ዓይነት ከኣ ግሪደር ትብሃል:: ናይ መሳርሒ ናይ ፅርግያ ናይ መንገድታት እትሰርሕ ዓይነት እያ እና ግሪደር ትበሃል ሹማ።